ስለዙይ ብሠለ ሰመ ኣንገዳት ክጅሙሩ ትኸሉ ኢኹም ዝቐዳማይ ገዛን ገዛ ወይ ድማ ሰብ ሰብእዩ ንመኃዚ ትኹም ንጐሮ ቤትን ቤይት ሰኹም ሠርኅ ልቦታ ክዳንኹም ብምፍላጥ ክጅሙር ትኸሉ ኢኹም።

እቲ ኻልይ ድማ ናይ መኅራ ሚዲ ዓይነት ብስተፍላለይ ቀረባ ምስሊ ምልቓቕ ዋጋ ወይ ድማ ቝጽረስልኩም ብመቕማጥ ብተወሰኺ ምበዛ ጽሕ ኣገልግዶት መሃብ።

ናይ ቦንዳ ንግዲ ናይ ቦንዳ ንግደድ ንምጀማር ተሓሲብኩም ወይ ተሓሲብክን ከመይ ትሰርሑ ከም ዘለኩም ክንደይ ዝኣክል ወፃይ ከም ዘድለይኩምን ኣቕራቢ ኣበይ ከምትረኽቡን ትርፍኻ ኽንደይ ዝኣክል እዩ ካብኡ ብተወሰኸ ይጠቕመኩም ኢለ ዝሓሰብኩም ምኽሪ ከካፍለኩም ምሳይ ፅንሑ